ሕርሻን ግብርናን ኣብ ዓድና ብዙሕ ዘይፈላልዩ ነገራት እዮም። ግብርና ማለት በቃ አቲ ብኣና ዝፈለጥ ማለት እቲ ናይ ሕርሻ ክትትል አናገበረ ነቲ ዓዲ እንታይ ለዉጢ ከም ዘምፅእ ዝከታተል ሰብ እዩ።

ጥበብን ባህልን ፤ ባህሊ ብዘይ ጥበብ ጥበብ እውን ብዘይ ባህሊ በበይኖም ኽከዱ ኣይኽእሉ ዘይነፃፀሉ ነገራት እዮም። ባህሊ ማለት ካብ ቀደም ናይ ወለድና ናይ ኣቦሓጎታትና እንወርሶ ውርሲ ማለት እዩ።